እዚ ህንፃ ኣብ ቀፅሪ ዩኒቨርስቲ ኣክሱም ዝህነፅ ዘሎ ህንፃ ኮይኑ ናይ ሓወልቲ ኣክሱም ዓይነት ቅርፂ ሒዙ ዝስራሕ ዘሎ ዓይነት ህንፃ እዩ፡፡

እዚ ዓይነት ኣስራርሓ ፀጉሪ እዙይ ቡዙሓት ደቂ ኣንስትዮ ዝጠቀማሉ ዓይነት ኾይኑ ሽሙ ድም ኣልባሶ ይበሃ። ደቂ ኣንስትዮ ኣብ እዋን መርዓ ኣብ ዝተፋላለዩ ባህላዊ ጉድያት ፀጉረን በዚ መልክዕ ይስራሓ።

እዚ ስእሊ ዘርየና ኣብ ትግራይ እቲ ብፉሉ ኣሰራርሓ ዝስራሕ ዓይነት መንበሪ ኮይኑ ንሱ ሽሙ ድማ ህድሞ ይባሃል፡፡ ብጣዕሚ ዝሑሉን ድልዱልን ዓይነት ኣሰራርሓ ገዛ እዩ፡፡

እዚ ስእሊ ዘርእየና ዝተፈላለዩ ናይ ህፃውንቲ ምግብታት ከም እኒ ሩዝ ዝኣምሰሉ ዝሽየጥሉ ሓፈሻዊ መሸጢ ኣቁሑ ሹቅ እዩ፡፡

እዚ ዓይነት እፅዋት እዚይ ካብቶሞ ዝህቦም ጥቕምታት ሓደ ንመልክዕ ፅላል እዩ። እዚ እፅዋት እዙይ ሓረግ ዝበሃል ዓይነት ኮይኑ ኣብ ርእሲ ገዛ ወይካዓ ፊትንፊት ገዛ እናሓለለ ንገዛ ከም መፅለሊ እንጥቀመሉ ዓይነት እፅዋት እዩ።

ቡዙሓት ደቂ ኣነስትዮ ብሓንሳብ ተኣኪበን ባህላዊ ክዳን ንመስርሒ ንዝከውን ጡጥ እናፈተላ ዝተፈላለየ ትምህርቲ እናወሰዳ ዘርኢ ምስሊ እዩ፡፡

እዚ ስእሊ ዘርእየና ወሓዚ ዝሓዘ ሩባ ብማእከል ዝሓልፍ ወሓዚ ሩባ ዝሓዘ ኮይኑ ብክልቲኡ ገፅ ዘለው ድማ ዝተፈላለዩ ልምዓታት ዝለምዕሉ ሃፍቲ ተፈጥሮን ዝሓዘ ከባቢ የርእየና፡፡

ኣብቲ ዝሓለፈ ደማዊ ኩናት ኣብ ትግራይ ካብቶም ብጣዕሚ ዝተጎድኡ ሓደ ዘፈር ትምህርቲ እዩ፣ ከምዚ እንሪኦ ዘለና ዝተፈላለዩ መፅሓፍቲ ተቀዳዲዶም ተበላሽዮምን ዘርኢ ምስሊ እዩ፡፡

እዚ ምስሊ ዘርእየና ኣብ ትግራይ ካብ ዝርከቡ እቶም ብግዝፎም ዓቦይትን ኣብ እዋን ሓጋይ ልምሉማት ኾይኖም ሰሙ ድማ ሞሞና ይበሃል።

ኣትክልትን ኣሕምልት ካብቶም ንወዲ ሰብ ብጣዕሚ ወሰንቲ ዝኾኑ ዓይነታት ምግብታት ሓደ እዮም፡፡ ካብአቶም ሓደ እዚ ኣብ ስእሊ እንሪኦ ዘለና ማንጎ ኮይኑ ብጣዕሚ ትሕዝትኡ ልዑልን ንወዲ ሰብ ኣድላይ ዝኮነ ዓይነት ኣትክልቲ እዩ፡፡

ኣብ ትግራይ ካብ ዝርከቡ መደብራት ቴለቪዥን ሓደ ድምፂ ወያነ ኮይኑ፣ ንሱውን ኣብዚ ምስሊ እንሪኦ ዘለና ንሱ ዝዘርግሖ ብዜና ዘርኢ ምስሊ እዩ፡፡

ኣብ ትግራዬ ካብ ዝርከቡ ካፍቶም ዝተፈላለዩ ናይ ገዛ ኣስራርሓ ቅድታታት ሓደ ኾይኑ ንሱ እውን ብጣዕሚ ዱልዱልን ንምርኣዩ ምዕሩግን ዓይነት ኣሰራርሓን ዘርኢ ምስሊ እዩ።

ኣብ ዓለም ዘለዋ ሃገራት ኩለን ነናይ ባዕለን ዝውክል ባንዴራ ወይ ከዓ መግለፂ ኣለወን፡፡ ከምኡ እውን ኣብ ስእሊ እንሪኦ ዘለና ናይ ሓንቲ ባንዴራ ሃገሬ ኤርትራ ዝውክል ባንዴራ ኮይኑ ልዕሊ ሰለስተ ዓይነት ቀለማት ዝሓዘ እዩ፡፡

እዚ ስእሊ ዘርእየና ቤተክርስትያን ኮይኑ ሰዓብቲ ሃይማኖት ክርስትና ሃይማኖታዊ ስነ - ስርዓቶም ዘካይድሉ ቦታ እዩ፡፡

እዚ መጋየፂ እዙይ መብዛሕትኡ ግዜ ንደቂኣንስትዮ ኸም መመላኽዒ ዝጥቀማሉ ዓይነት መጋየፂ እዩ። መብዛሕትኡ ግዜ ኣብ በዓል አሸንዳን ኣብ ዝተፈላለዩ ሃይማኖቲዋ በዓላትን ንመጋየፂ ይጥቀማሉ።

ኣብ ሃገርና ካብ ዝሽየጡ እቶም ዝተፈላለዩ ዓይነት መስተታት እቲ ሓደ ኣልኮላዊ መስተ እዩ፡፡ ከምእቲ ኣብ ቲ ምስሊ እንሪኦ ዘለና እዚ በደሌ ዝባሃል ቢራ ተሰትዩ ይረአ ኣሎ፡፡

እዚ ምሰሊ ዘርእየና ዋንነታ ናይ ኢትዮጵያ ዝኾነት እታ ዝዓበየት ነፋሪት እዩ እዚ ድማ እቲ አየር መንገዲ ክንደየናይ ሰፊሕ ምኻኑ ዘርኢ ምስሊ እዩ።

ብሓፈሻ ዓይነታታት ትምህርቲ ኣብ ክልተ ከፊልና ክንሪኦም ንኽእል ኢና። እታ ሓደ ባህላዋ እንትኸውን እቲ ሓደ ድማ ዘመናዊ እዩ። እቲ እንሪኦ ዘለና ባህላዊ ትምህርቲ ኸዓ ናይ ቀሺ እንብሎ።

እዚ ጎማ ንዝተፈላለዩ ኣገልግሎት ክነውዕሎ እንክእል ዓይነት ኣቅሓ እዩ፡፡ ንኣብነት ከም መትሓዚ ጨው ከም መትሓዚ ጠስሚ ንዝኣምሰሉ ክንጥቀመሉ ንክእል ኢና፡፡

ቀረፋ ካፎቶሞ ንባህላዊ ሕክምና እንጥቀመሎም ዓደ ዓይነት ፍረ ኾይኑ ከምኒ ቁርፀት ከብዲ ዝበሉ ሕማማት ንምዕጋስ ንጥቀሙሉ ብተወሳኺ ብምሕያኽን ምስ ምግቢ ኣቢሲልና ክንበልዖ ንኽእል ኢና።

እዚ መኪና ንሰራሕተኛታት ኣገልግሎት ዝህብ ዓይነት መኪና ኮይኑ፣ ኣብ ኣልመዳ ዓለባ ፋብሪካ ኣገልግሎት እንዳሃበ ዝርከብ ዘሎ መኪና እዩ፡፡

እዚ እፅዋት እዚ ኣብ ትግራይ ካብቶም ንቡዝሕ ኣገልግሎት ዝውዕሉ ዓይነታት እፅዋት ሓደ እዩ፡፡ ሽሙ ድማ ጉልዒ ይባሃል፡፡ ንሞፋወዝ ወይ ከዓ ንዝተፈላለዩ ንመለስለሲ እንጥቀመሉ ዓይነት እፅዋት እዩ፡፡

እዞም ወላዲ ሽሞም ኣባ ሰረቀ ብርሃን ይባሃሉ፡፡ አብ ኦርተዶክ ሃይማኖት ኦርተዶክ ናይ ትግራይ ዓብይ ሓላፍነትን ስልጣንን ዘለዎ ወላዲ እዮም፡፡

እዚ ምስሊ ዘርእየና ሌማት ዝባሃል ናይ እንጀራ መውፅኢ እንጥቀመሉ መሳርሒ ኮይኑ ንሱ ድማ ካብቶም ናይ ተጋሩ ጥበብ ውፅኢት ዘርኢ እዩ፡፡ ሓደ ናይ ባህላዊ መሳርሒ እዩ፡፡

እዚ ምስሊ ሓፈሻዊ ናይ ኣቁሑ ሹቅ ዘርኢ ኮይኑ ካብኣቶም ንህፃውንቲ ዘገልግሉ ዝተፍላለዩ ከም በዓል ቅብአት ዝአመሰሉ ናይ ህፃውንቲ አቕሑት ዘርኢ ምስሊ እዩ።